ፀጉሪ ዝበሃል ኣብ ልዕሊ ህይወታውያን ዘሎ ብፍላይ ካዓ ኣብ ደቂ ሰባትን እንስሳታትን ዝወቀል ውህብቶ ተፈጥሮ እንትኸውን ንዝተፈላለዩ መከላኸልን ንመገያፅን እንጥቀመሉ ተፈጥራዊ እዩ።

መዝናነይ ቦታ እንብሎም ኣብ ዝኮነ ቦታ ብሰብ ስራሕ ወቂቦም መዝንናይ ኢሉ እውን ምስሓብን ዝጠቅሙ ፍሉያት ቦታታት እዮም።

ፋሽን ንብሎ ግዜን ቦታን ዝግድቦ ነገር ኮይኑ ካብ ሓደ ቦታ ናብ ካሊእ ቦታ ሓድሽ ተርእዮ ምርአይ ወይ ከዓ ሓድሽ ክስተታት ክፍጠር ከሎ ፋሽን ኢልን ንፅወዖ እዪ ።

ባህላዊ ባህላዊ ሕክምና ማለት ደቂሰባት ብተለምዶ ወይ ብባህላዊ ደቂ ሰብ ወይ ከዓ እንስሳታት ሂወት ንምድሓን ክብሉ መድሓኒታት ዝህብዎ ወይ ከዓ ዝፈወሰሉ ሂደት ማለት እዩ።

መስተታት ማለት ንሂወት ዘለዎም ነገራት ሂወት ንምቕጻልን እና ንምሕላውን ክበሃል ዝተፈላለዩ ዓይነት ፈሰስቲ ንጥቀመሎም ንጥረ ነገር እዩ።

ሕርሻን ግብርናን ማለት ደቂ ሰባት ሂወቶም ንምምራሕ ክብሉ ናይ ምግቢ አለሻ ወይ ከዓ ምግቢ ናይ ምርካብ ዝገብርዎ ምንቅስቃስ ስራሕ እንትከውን ዝተፈላለዩ ዘራእትን ጥሪት ምጥራይን ዘጠቃለለ እዩ።

ፋሸን እንብሎ ግዜየን ቦታን ዝድረቶ ኮይኑ ኣብ ሓደ ቦታ ወይ ከዓ ሓደ ግዜየ ዘይረአ ወይ ከዓ ብኻሊእ ስዓት ደሚቁ ከም ሓዱሽ ኾይኑ ዝረአ ክስተት ማለት እዩ፡፡

ጫማ ዝበሃል ካብ ዝተፈላለዩ ንብረታት ወይ ኣቑሁት ተጠቒምካ አግሪ ወዲ ሰብ ኮነ እግሪ ናይ አንስሳ ካብ ዝተፈላለዩ በላሕቲ ነገራት፣ ሓዊ ፣ ጸሓይ ንምክልኻል እንጥቀመሉ ንብረት እዩ

ናይ ገዛን ቢሮን ኣቑሑ እንብሎም ናይ ገዛ ቢሮ ኣብ ገዛዉትና እንጥቀመሎም ንብረታት ወይ መሳርሒታት እንትኾኑ ናይ ቢሮ ኣቑሑታት ማለት ከዓ ኣብ ስራሕ ቦታና እንግልገሎም ንብረታት ዝሓወሰ እዩ።

መፋለጢ እንብሎ ንሓደ ነገር ብካሊእ ከባቢ ወይከዓ ብካሊእ ሕብረተሰብ ንዘይተፈለጠ ነገር ንምፍላጥ ወይከዓ ሓበሬታ ንምሃብ እንገብረሉ መመላኸቲ እዩ።

መጋየፂ ዝበሃል ንሓደ ህይወት ዘለዎ ወይ ከዓ ህይወት ዘይብሎም ንምምልካዕን ንምውቃብን እንጥቀመሎም ኣቁሑታትን ወይ ከዓ ንብረታት እዮም።

መጋየፂ ማለት ብተለምዶ ንንብረታት ወይ ኸዓ ነአቄሑ ዝገልፅ ኾይኑ እዞም አቄሑ አዚኦም ነነመላኽዕን ነመፀበቅን እንጥቀመሎም ንብረታት እዮም።

መሰረታዊ ልምዓት ዝብሃል ብሕብረተሰብን ኢሉ እውን ብመንግስታውን ንሓደ ከባቢ ወይ ካዓ ንሓደ ሕ/ሰብ ፍሉይ ስራሕቲ ምስላጥ ወይካዓ ከባቢታት ምልዋጥ ማለት እዩ፡፡

ፓለቲካ ዝብሃል ናይ ሓደ ከባቢ ወይ ሕብረተሰብ ወይ ሃገር መረዳድኢ ቋንቋ ኢሉ እዉን መሳርሒ ዓቅሚ ዝፈጥር እዩ።

ጥበብን ባህልን ማለት ሓደ መፍለይ መልክዕ ናይ ደቂ ሰባት ኮይኑ ጥበብ እንብሎ ዝተፈለለዩ ብተግባርን ብክእለት ዝግለፅ እንትኮን ባህሊ ማለት ብእምነትን ተለምዶን ዝገልፅ መሳርሒ እዩ፡፡

መፋለጢ እንብሎ ንሓደ ንብረት ወይ ከዓ ንሓደ ሂወት ዘለዎ ኾነ ሂወት ዘይብሉ ነገር ብካሊእ ደቂ ሰባት ኣፍልጦ ንኽረኽቡ ምግባር ወይ ከዓ ፃዕሪ ምግባር ማለት እዩ።

ቤት ምግብን መስተን እንብሎም ኣብ ከባቢና እንምገበሎምን እንሰትየሎምን ኢሎ ውን እናዓግበሎምን ትካላት ወይ ከዓ ገዛውቲ ማለት እዮም፡፡

ናይ ገዛን በረካን እኒስሳታት እኒብሎሞ ተፈጥራዊ እነሳስት ወይካዓ ሂወተ ለበሰ ዘኮኑ እነስሳታት እኒትኮኑ ናይ ገዛ እኒስሳት እኒብሎኖ ኣብገዛ እኒጥቀምሎምኒ እኒርኦሞኒ ማላት አዮሞ፡፡ ናይ በረካ ማላተ ካዓ ኣበ በረካ ወይካዓ ኣብዶኖ ዘነብሩ እኒስሳት እዮሞ፡፡

ገዛን መንበርን እንብሎም ደቂ ሰባት ንምንባር ክብሉ ዝገብርዎ ናይ ኣብያተ ስራሕ እንትከውን ብእምንን ሓመድን ኢሉውን ዕንጨይትን ክስርሑ ዝክእሉ መንበሪ ወይክዓ ገዛውቲ ማለት እዩ፡፡

መጋየፂ እንብሎ ዓይነታት ወይ ከዓ ንብረታት ኣቅሑ እንትኮኑ ፣ ሂወት ዘለዎን ሂወት ንዘይብሉን ነገራትን ካብቲ ሒዝዎ ዝፀንሐ መልክዕ ወይ ከዓ ውቃበ ኣዝዩ ደሚቁ ንክረአ እንጥቀመሉ መጋየፂን ንብረት ወይ ከዓ ኣቅሑ እዩ፡፡

ዜና ኣዉተር እንብሎ ሓደ ኣካል ወይ ከዓ ሓደ ትካል ብሰዓቱ ወይ ከዓ ብግዚኡ ሓልዩ ኣብ ሓደ ከባቢ ዝተፈፀመ ፍፃመታት ናብ ካሊእ ሕብርተሰብ እሉ መላእ ሕብርተሰብ ዝሕልፎ ናይ ሓበሬታ መልእክቲ ዝዝርጋሕ ኣካል እዩ፡፡

መሰረታዊ ግልጋሎት ማለት በህዝባዉን ብመንግስታዉን ንህዝቢ ዘገልግሉ ትካላት ወይ ከዓ ቀወምቲ ንብረታት ምትካልን ምምስራትን ዘጠቃለለ ዓውደ ስራሕ ማለት እዩ::

ሕርሻን ግብርናን እንብሎም ደቂ ሰባት ሂወቶም ንምምራሕ ክብሉ ዝገብርዎ ናይ ምህርቲ ምእካብን ወይ ከዓ ምህርቲ ምጥቅላል ኢሉ እውን እንስሳታት ንምርባሕን ዘጠቃለለ ናይ ምንቅስቃስ ስራሕቲ ማለት እዩ፡፡

ናይ ገዛን በረኻን እንስሳት ንብሎም ብተፈጥሮ እንስሳ ኮይኖም አብ ከባቢና እንጥቀመሎም እንግልገለሎም ኢሉ ዉን ክንሪኦም ንክእል ናይ ገዛ እንስሳ እንትኾኑ ናይ በረኻ እንስሳ አብ ዱር ወይ ጫካ ዝርከቡ ተፈጥሮአዊ ሂይወት ዘለዎም እንስሳት እዮም ።

ሕብረተ ሰብን ስድራን እንብሎም ኣኩባት ናይ ደቂ ሰባት እንትኾኑ፤ ሕብረተ ሰብ ኣብ ሓደ ከባቢ ዝነብር ሕብረተሰብ ወይ ደቂ ሰብ እንትኾኑ፤ ስድራ ማለት ከዓ አባላት ናይ ገዛ እኩብ ሰባት ማለት እዩ።

መጋየፂ እንብሎ ንሓደ ኣቁሑ ወይ ከዓ ንብረት እንጋይፀሉ ሽም ኮይኑ ንሓደ ንብረት ወይ ከዓ ሂወት ነገር ኢሉ እዉን ንደቂ ሰባት ንምምልካዕን ንምውቃብን ኣንጥቀመሎም አቁሑታት ወይ ከዓ ንብረታት እዮም።

መፋለጢ እንብሎ ንሓደ ብካሊእ ሕብረተሰብ ወይ ከዓ ካሊእ ከባቢ ንዘይተፈለጡ ሂወት ዘለዎምን ዘይብሎምን ነገራት ንክፍለጡ ፃዕሪ ምግባር ወይ ከዓ ኣፍልጦ ምሃብ ማለት እዩ።

ሕርሻን ግብርናን ንብሎም ደቂ ሰባት ሂወቶም ንምምራሕ ክብሉ ዝራእቲ ናይ ምእካብን ናይ ምዝራእን ኢሉ እዉን እንስሳታት ናይ ምርባሕን ዝገብሩዎ ናይ ምንቅስቃስ ስራሕቲ እዩ፡፡

ጫማ እንብሎ ደቂ ሰባት ካብ ክፉእ ነገራት እግሮም ንምሕላው ክብሉ ኣብ እግሮም ዝዕጠቅዎ ንብረት ኮይኑ ወይ ከዓ ዝተፈላለዩ ኣቁሑታት ክስርሑዝክእሉ መጋየፅን ጠቃሚ ዝኮነ ንብረትን እዩ።

መጋየፂ እንብሎም ዝተፈላለዩ ሂወት ዘለዎምን ሂወት ዘይብሎምን ነገራት ኢሉውን ንደቂ ሰባት ኣዝዩ መልኪዑን ወቂቡን ደሚቁን ንክረአ እንጥቀመሎም ንብረት ወይክዓ ኣቅሑ ወይ መሳርሕታት እዮም፡፡

መስተታት እንብሎም ደቂ ሰባት ኮነ እንስሳታት ኢሉ ውን ሂዎት ዘለዎም ነገራት ንምስታይን ንምርዋይን እንጥቀመሎም ኡባኣት ፈሰስቲ ማለት እዩ፡፡

ሕብረተሰብን ስድራን እንብሎም እኩባት ናይ ደቂ ሰባት ኮይኖም ሕብረተሰብ እንብሎ ኣብ ሓደ ከባቢ ክነብር ዝክእል ወይ ከዓ ዝነብር ደቂ ሳባት እንትኮኑ ስድራ ማለት ናይ ሓደ ገዛ ኣባላት ወይ ከዓ ስብስብ ደቂ ሰባት እዩ፡፡

ኣትክልትን ኣሕምልትን ንብሎም ደቂ ሰባት ኣብ ድሕሪ ገዝኦም ወይ ካዓ ኣብ ከባቢኦም ንምግብነት ኢሉ እውን ጥዕና ንምሕላው ክብሉ ዝዘርእዎም ናይ ኣቑፅልቲ ወይ ካዓ ሱር ለበስ ኣትክልቲ ማለት እዮም።

ሕብረተሰብን ስድራን እንብሎም እኩባት ናይ ደቂ ሰባት እንትኮኑ ሕ/ሰብ ማለት ኣብ ሓደ ከባቢ ዝነብር ደቂ ሰባት ወይክዓ እኩባት ናይ ሰባት ማለት እንትከውን፣ ስድራ ማለት ክዓ ኣባላት ናይ ሓደ ገዛ ማለት እዩ፡፡

ተፈለጥቲ ሰባት እንብሎም ደቂ ሰባት ካብ ካልእ ሰባት ዘለዎም ፍልጦቶምን ምሕዝነቶምን ክእልቶም ኢሉ እውን ተፈላጥነቶም ክፍለጥ እንተሎ ማለት እዩ፡፡

ጫማ እንብሎ ደቂሰባት ካብ ሓደ ቦታ ናብ ካሊእ ቦታ ብዘይ ምንም ክፋእ ንምንቅስቃስን ካብ ሕማቅ ነገራት ንምክልካልን ንጥቀመሉ ዓይነት ንብረት እዩ።

መዝናነዪ ቦታ እንብሎም ዝተፈላለዩ አትክልትን ኢሉ እዉን አየርን ወቂቦምን መልኪዖምን ደቂ ሰባት ንምዝንጋዕን ዝዓለሙ ፍሉያት ቦታታት እዮም።

ኤሌክትሮኒክስ እንብሎም ብኤሌክትሪክ ክሰርሑ ዝኽእሉ ንብረታት ወይ ከዓ ኣቕሑ ኾይኖም ስራሕትና ንምስላጥን ጉልበትና ንምቕናስን ዝገብሩ ንብረታት እዮም፡፡

ናይ ገዛን ቢሮ ኣቑሑ እንብሎም ንብረታት ወይ ከዓ ኣቑሑታት ኮይኖም አብ ገዛውትና እንግልግሎም ወይከዓ እንጥቀመሎምን ንክእል ብረታት ኮይኖም፤ ቢሮ ማለት ከዓ ኣብ ቢሮ ወይ ከዓ ኣብ ስራሕ ቦታና ክንጥቀመሎም እንክእል ንብረታት እዮም፡፡

ሃይማኖት እንብሎ ወድሰብ ህይወት ንዘለዎ ኾነ ህይወት ንዘይብሉ ነገር ከም ሓደ ፈጣሪኡን ኣምላኹን ገይሩ ዝኣምነሉ ወይ ከዓ እምነት ምሃብ ማለት እዩ፡፡

ናይ ገዛ ኣቁሑት እንብሎም ኣብ ገዛና እንጥቀመሎም እንግልገሎምን ዓይነታት ንብረት ወይ ከዓ ኣቁሑ ኮይኖም ስራሕትና ንምስላጥ ዝጠቅሙና ንብረታት ማለት እዩ፡፡

ኣትክልትን ኣሕምልትን እንብሎም ሓደ ደቂ ሰባት ኣብ ድሕሪ ገዝኦም ወይ ከዓ ከባቢኦም ዝዘርእዎም ናይ ፍራምረን ኣቁፅልትን ንምግብነት ዘገልግሉ ዓይነታት እፅዋት ወይ ከዓ ኣትክልቲ ማለት እዮም፡፡

ናይ ገዛን ናይ በረኻን እንስሳት ንብሎም ሂወት ዘለዎም ፉጡራት ኮይኖም ናይ ገዛ እንስሳ እንብሎም ኣብ ገዛውትና ክንጥቀመሎም ፣ክንርእዮምን ክንግልገለሎምን ንኽእል እንስሳ እንትኾኑ ናይ በረኻ እንስሳት ማለት ካዓ ኣብ ዱር ወይ ካዓ ካብ ከባቢ ደቂ ሰባት ርሕቕ ኢሎም ዝነብሩ ተፈጥራዊ እንስሳት እዮም።

መጋየፂ እንብሎም ዓይነታት ንብረት ወይ ከዓ አቁሑ ኮይኖም ሂወት ዘለዎ ነገርን ሂወት ዘይብሉ ነገርን ወቂቡን መልኪዑን ንክረአ ዝገብር ንብረታት ወይ ከዓ አቁሑታት ማለት እዩ።

ንግድ ንግድን ምትዕድድጋን ማለት ንሓደ ሂወት ዘለዎ ይኹን ሂወት ንዘይብሉ ነገር ኢሉ እውን እንስሳታት ዘጠቃልል ኮይኑ ምሃብን ምልዋጥን ኢሉ እውን ምሻጥን ምቅባልን ዘጠቃለለ ከይዲ ስራሕቲ ማለት እዩ።

አርክቴክቸር ህንፃ ስራሕን እንብሎም ደቂሰባት አብ ዘመናዊ ቦታታት ወይ ከዓ አብ ከተማታት ብዘመናዊ ምህዞ ወይ ከዓ ትምህርቲ ተሓጊዝካ ዝስርሑ መንበሪ ኣባይቲ ማለት እዪ ።

ማሽናት እንብሎም ዝተፈላለዩ ብኤሌክትሪክ ኮነ ብዘይ ኤሌክትሪክ ዝስርሑ ኣቑሑ ኮይኖም ስራሕትናን ግዜናን ንምስላጥ ንጥቀመሉ ንብረታት ወይ ከዓ ኣቑሑ ማለት እዩ።

መጋየፂ እንብሎም ንዝተፈላለዩ ንብረታት ወይ ከዓ ኣቕሑ ኮይኖም ንዝተፈላለዩ ንብረታት ወይከዓ ሂወት ዘለዎም ኢሉ ውን ንደቂ ሰባት ኣዝዩ ወቂቡን መልክዑን ንኽረአ እንጥቀመሉ ኣቑሑታት ወይም መሳርሕታት እዮም።

ሱፐርማርኬት ኣቑሑ እንብሎም ከባብታት ከተማ ወይ ከዓ ምዕብል ዝበሉ ቦታታት ንመሸጣን መገልገልቲ ሕ/ሰብን ተባሂሉ ዝእከቡ ኣቑሕታት ወይ ከዓ ንብረታት እዮም፡፡

እፅዋት ማለት ሂወት ዘለዎም ነገር ኮይኖም ኣብ ልዕሊ መሬት ወይ ከዓ ሓመድ ዝወቅሉ ጉንዲ፣ ሓመድ፣ ቆፅሊ ዝሓዙን ሂወት መሰል ወይ ከዓ ሂወት ነገራት ለበስ ዝኮኑ እዮም፡፡

ማሕበራዊ ሚድያ እንብሎ ካብ ሓደ ቦታ ዝተፈፀሙ ፍፃመታት ወይ ከዓ ኣብ ካልእ ቦታ ዝተፈፀሙ ፍፃመታት ብዘመናዊ መልክዕ ካብ ቦታ ናብ ቦታ ወይ ከዓ ካብ ግዜ ናብ ግዜ መልእኽትን ሓበሬታትን ተፈላለዩ ስምዒታትን ንምግላፅ ንጥቀመሎም ንብረታት እዮም፡፡

ንግድን ምትዕዲዳግን እንብሎ ንደቂ ሰባት ህይወት ዘሎዎሞ ነገራት ዝኮነ ንብረታት ምሻጥን ምልዋጥን ኢሉውን ምግዛእን ምሃብን ዝጣቀለለ ምንቅስቃስ ወይ ካዓ ስራሕቲ እዩ፡፡

መሰርታዊ ግልጋሎት እንብሎም ብዋንነት መንግስቲ ወይ ድማ ብዋንነት ሕብረተሰብ ዝስርሑ ስራሕቲ ኮይኖም ንህዝቢ ዘገልግሉ መሰራታዊ ልምዓታት ወይ ከዓ ትካላት እዮም፡፡

ጨጉሪ እንብሎ ኣብ ደቂ ሰባትን ኢሉ እውን ኣብ እንስሳታት ክወቅል ዝክእል ተፈጥሮኣዊ እንትኸውን ንመመላኽዕን ነገራት ንመዳህሰሲን ዝጠቅሙና ተፈጥሮ ዉህብቶ እዩ፡፡

ኣትክልትን ኣሕምልትን ንብሎም ደቂ ሰባት ኣብ ከባቢኦም ወይ ከዓ ኣብ ድሕሪ ገዛኦም ኣብ ልዕሊ መሬት ወይ ሓመድ ዝዘርእዎም ንጥዕናና ንምግብነት እንጥቀመሉ ፍራምረ ወይ ካዓ ኣቑፅልቲ እዮም።

ሕጊ ኣኽበርቲ እንብሎም ብሕብረተሰብን ኢሉ እውን ብመንግስቲ ተጣይሾም ናይ ሓደ ከባቢ ሰላምን ፀጥታን ንምኽባር ዝተሰናድኡ ናይ ሕጊ ኣክበርቲ ሰባት ወይ ከዓ ኣባላት እዮም።

ሙዚቃ እንብሎ ደቂ ሰባት ንምዝንጋዕ ኮነ ስሚዒታቶም ንምግላፅ ብመሳሪሒ ኾነ ብዘይ መሳሪሒ ተጠቂሞም ዘውፅእዎ ናይ ድምፂ ፈጠራ ወይ ከዓ ድምፂ ናይ ምውፃእ ክእለት ማለት እዩ።

መሳርሒ እንብሎም ስራሕትና ግዜን ጉልበትን ንምቁጣብ እንጥቀመሎም ዓይነታት ኣቅሑ ኮይኖም ብኤሌትሪክ ኢሉ እውን ብዘይኤሌትሪክ ቀለልትን ከበድትን ኣቑሑታት ወይ ክዓ ንብረታት ዘጠቃልሉ እዮም፡፡

ዜና ኣዉታር እንብሎ ሓደ ኣካል ወይ ከዓ ትካል ብሰዓቱን ግዚኡን ሓልዩ ካብ ሓደ ቦታ ዝተፈፀመ ፍፃመታት ናብ ካሊእ ከባብታት ዘሕልፎ ናይ መልእኽቲ ምሕላፍ ወይ ከዓ ሓበሬታታት ምሃብ ማለት እዩ።

ስራሕ እንብሎ ኣእምሮካ ወይ ከኣ ርእስካ ብምጥቃም ክእለትካን ጥበብካን ኢሉ እውን ጉልበትካን ኣብ ምጥቃም ናብራካ ንምምራሕ ዝግበር ናይ እታዎት ስራሕቲ ምስራሕ ማለት እዩ።

ጉዕዞን ቱሪዝምን ስደትን ማላት ደቂ ሰባት ካብ ሓደ ቦታ ናብ ካሊእ ቦታ ብድሌትን ብዘይድሌት ምንቅስቓስ እንትከውን ስደት ማለት ብዘይ ድሌት ምንቅስቓስ ዘጠቃልል እዩ፡፡

ሕጊ ኣክበርቲ እንብሎም ብሕብረተሰብን ኢሉ እውን ብመንግስቲ ተጣይሾም ሰላምን ፀፅታን ናይ ሓደ ካባቢ ውሕስ ንምግባር ዝንቀሳቀሱ ኣባላት መክበርቲ ሰባት እዮም፡፡